ናዩ ገዛ ኣቁሑት ማለት ኣብ ዝተፈላላዩ ገዛ ወይ ካዓ ደቂ ሰባት ኣብ ውሽጢ ገዛ ኣብ ከይዲ መነባብሮና አንጥቀመሎም ኣቁሑት ናይ ገዛ ኣቁሑት ይበሃሉ።

ሙዚቃ ማለት ደቂ ሰባት ኣብ ከይዲ ህይወትና ወይ ከዓ ኣብ ከይዲ ጉዕዘኦም ንምዝንጋዕን ንምዝንናይን ሓንጎሎምን ንምሕዳስን ዝጥቀሙሉ ሙዚቃ ይብሃል።

ምግብታት ማለት ኣብ ዝተፈላለዩ ቦታታት እንረክቦም ኮይኖም ደቂ ሰባት ብዘይ ምግቢ ክንነብር ዘይንክእል ዋና መዐንገሊና ምግብታት ይባሃሉ፡፡

ጥበብን ባህልን ማለት ብደቂ ሰባት ዝምዕብሉ ዓይነታት ክእለት ኮይኖም ካብ ወለዶ ናብ ወለዶ እናተወራረሱ ዝመፁ ክእለታት እዮም፡፡